ከም ዝፍለጥ ደቂኣነስትዮን ደቂ ተባዓቲዮን ዘተፈላለየ ቕደ አከደና ትኸዲኖም ከምኡውን ተፈላለየ ጸጕራ ሠራርኃት ተሰሪሕን ምርኢት ዝቖርወሉ መድረኽ ጥባቐ ምርኢት ይበሃል።

ደቅስ ብዙኅት ተፈላጥነት ምኽረኹዉን ዝተፈላለየ መፋለጥታት ይሶርሑ እዮም እዚ ንርኦትና መፋለጢ ኸዓ ናይ መውዕሊ ሕፃናት ቤ ትምህርቲ እዩ።

ኣብ ሃገርና ዝተፈላለየ እፅዋት ኣለዉ፡፡ ካብኣቶም ከዓ ንዝተፈላለየ መድሓኒት ክጠቕሙና ይኽእሉ፡፡ እዚ ንሪኦ ዘለና እፅዋት እንታይ ዓይነት እፅዋት እዩ?